ንግድን ምትዕድዳግን ማለት ሓደ ሰብ ዝደልዮ ኣቅሓ ወይ ነገር ዝገዝኡሉን ወይ ድማ ዝሽየጠሉን ከይዲ እዩ። ኣብዚ ከይዲ እዙይ ኸዓ ትርፍን ኪሳራ ዝባሃሉ ኣለው።

ቸኮሌት መብዛሕትኡ ግዜ ኣብ ስፖርማርኬት አቅሓ ዝግነ ኮይኑ ብአብዝሓ ቆልዑት ይጠልብዎ። ብኡ ልክዕ እዉን ንፍቅሪ መግለፂ ዉህብቶ ይዋሃብ።

ሓራሲት መኪና ንሕርሻ ንጥቀመላ ዘመናዊ መሳርሒ ሕርሻ እያ። እዛ ማሽን እዚኣ ንማሕረስን ንምኳዓትን ትጠቅም ብተወሳኪ ድማ ንኣሳልጦን ግዜን ጉልበትን ትጠቅም።

መጋየፂ ሓደ ሰብ ኣብ ሰውነቱ ዝገብሮ መመላኽዒ ኸምኢ ውን መግለፂ ባህሊ ሕብረተሰብ እዩ። ሓደ ሕብረተሰብ ናይ ባዕሉ ዝኾነ መጋየፂ ኣለዎ እዚ መጋየፂ ባህልን ሃይማኖትን ንምግላፅ ይጥቀምሉ።

ቀላሚጦስ ካብ ዓበይቲ እፅዋት ሓደ ኮይኑ ንዝተፈላለዩ ስራሕቲ ይውዕል:: ንኣብነት ንስራሕቲ ገዛ፣ ንስራሕቲ ጣውላ፣ ንስራሕቲ ወረቀት ወዘተ ድማ ይኮን።

እዛ ኣብ ምስሊ እንረእያ ዘለና ኣዶ ትጥሕን እያ ዘላ። እዙይ ዘርእየና ከዓ ናይ ቀደም ወለድና ዝተፈላለዩ ጥበባት ተጠቂሞም ምግቦም ከምዘዘጋጅው ከም ዝነበሩ እዩ ዘርእየና።

ቀለበት ኣብ ኢድ ዝግበር መጋየፂ እዩ። ቀለቤት ንሓዳርን መርዓን ዝጠቅም መጋየፂ እዩ። ቀለበት ሓደ መግለፂ ባህሊ ሕብረተ ሰብ እዩ።

ንግድን ምትዕድዳግን ማለት ሓደ ሰብ ዝደለዮ ኣቕሓ ወይ ነገር ዝገዝአሉን ወይ ድማ ዝሸየጠሉን ከይዲ ኣብዚ ከይዲ ዚ ከኣ ትርፍን ኪሳራን ዝበሃሉ ኣለው ።

ሕክምና ካብ መሰረታዊ ግልጋሎት ሓደ ኮይኑ ንማሕበረሰብ ብዛዕባ ተኮር ጥዕና ተደረኩ ግልጋሎት ዝህብ እዩ:: ንሓደ ሕብረተሰብ መከላኸልን ክንክንን ይገብር።

ኣርክቴክቸር ማለት ንድፍን ቅርፅን ናይ ሓደ ህንፃ መውፅእን መቐየስን እዩ ህንፃ ስራሕ ከዓ ሓደ ህንፃ ካብ መጀመርያ ሒዙ ዝከታተልን ዝውድእን ኸይዲ እዩ።

ጋዜጣ ብመልክዕ ፅሑፍ ንሕ/ሰብ ዝቀርብ መራከቢ ሓፋሽ እዩ። ጋዜጣ ዝተፈላለዩ ሚድያታት የቃልሕ ።ንኣብነት ፦ፖሎቲካዊ፣ ማሕበራዊ ፣ኢኮኖሚያዊ ጉዳያት።

ጌታቸዉ ረዳ ካብቶም ትግራዋይ ምሁር ኮይኑ ካብቶም ኣለዉኒ ኢላ ትምከሐሎም ሓደ እዩ። ዝተፋላለየ ናይ ኣዛራርባ እዉን ዝፍለጥ እዩ።

እዚ ምስሊ ንሪኦ ዘለና ከዓ ድንኳን ይበሃል ኣብዚ ዱንኳን ብዙሓት ጫማታት ኣለው። እዞም ጫማታት እዚ ኣቶም ክዓ ናይ ህፃዉንቲ ኮይኖም ሸባቶ ይበሃሉ ።

ትራንስፖርት ማለት ሓደ ሰብ ካብ ሓደ ቦታ ናብ ካሊእ ቦታ ተሽከርከርቲ ተጠቂሙ ዝገብሮ ምንቅስቃስ እዩ። ተሽከርከርቲ ከዓ ናይ ሓደ ሰብ ጉልበትን ግዘን ቆጢበን ዘገልግላ እየን።

መምሃራን ኣብ ሓደ ቤት ትምህርቲ ግልጋሎት ዝህቡ ሕብረተሰብ እዮም። መምሃራን መሰረታዊ ፍልጠትን ክእለት ን ንተማሃሮኦም ንምሃብን ንምትሓዝን ግልጋሎት ዝህቡ እዮም።

ጥሕሎ ባህላዊ ኣሰራርሓ ምግቢ ናይ ሓደ ሕብረተሰብ እዩ። ጥሕሎ ካብ ስገምን ካሎኦትን ዝስራሕ ንምግብነት ዝውዕል ባህላዊ ምግቢ እዩ። እዚ ኣብ ከባቢ ክልል ትግራይ ኣብ ከባቢ ዓጋመ ዝውተር እዩ።

ዘይስሩዕ ትምህርቲ እዚ አብ ከባቢን ሕብረተሰብን ብምስትውዓል ዝርከብ ትምህርቲ እዩ። ኣብዚ ከይዲ እዚ ብመንግስቲን ትካላትን ዘይወሃብ ትምህርቲ እዩ።

እዚ ንሪኦ ዘለና ምስሊ ድንኳን ይበሃል ፡፡ እዙይ ከዓ ኣብ ዉሽጡ ዝተፈላለዩ ሸቀጣት ዝሓዘ እዩ ።ለምሳሌ ኣብዚ ንርኦ ዘለና ኣብዚ ዝተፈላለዩ መፀባበታትቲ ኣለዉ ። ካልኦት እዉን ኣለዉ እዮም ፡፡

እሳተ ጎመራ ካብ ውሽጢ መሬት ብሰንኪ ፀቅጥን ሙቀትን ዝፍድእ ሓይሊ ተፈጥሎ እዩ። እሳተ ጎመራ ካብ ውሽጢ መሬት ወፂኡ ኣብ ዝባን መሬት ምስ ዛሓለ ማግማ ይበሃል።

መፋለጢ ማለት ሓደ በዓል ዋና ንውፅኢት ምህርቱን ዝደልዮ ነገር ኣብ ዝተፈላለዩ መራከቢታት ሓፋሽ ዘፍልጦ ጉዳይ እዩ። ንኣብነት ኣብ ፌስ ቡክ፣ ቴለቪዥን፣ ሬድዮን።

እዚ ኣብ እዚ ምስሊ እንሪኣ ዘለና ሕጊ ኣኽባሪ ትራፊክ ይብሃል። ትራፊክ ከዓ ተሽከርከርቲ ብሰላም ክጉዓዛን ሕብረተሰብ ዉሑስ ዝኾነ ሰላም ክረክብን ይገብር።

ፍረጅ ካብቶም ዘመናዊ ኣቁሑት ኮይኖም ንምግብታት ንዝተፈላለየ ንከይባለሸ መቀመጢ ይሕግዘና ።

ጋመ ባህላዊ ኣሰራርሓ ፀጉሪ ናይ ደቂ ሰባት እዩ። ጋማ ማለት ናይ ደቂ ኣነስትዮ ኣሰራርሓ ፀጉሪ እዩ። ጋመ መብዛሕትኡ ግዜ ኣዋልድ ዝጥቀማሉ ኣሰራርሓ እዩ።

ንግድን ምትዕድዳግን ማለት ሓደ ሰብ ዘድልዮ ኣቕሓ ወይ ነገር ዝገዝአሉን ወይድማ ዝሸጠሉ ከይዲ እዩ። ኣብዚ ከይዲ እዚ ከዓ ትርፍን ክሳራን ዝበሃሉ ኣለዉ።

ድርማሞ ካብ ኣሰራርሓ ፀጉሪ ኣዴታት ሓደ እዩ፡፡ ድርማሞ መብዛሕትኡ ግዜ ሓንቲ ኣዶ ምስ ወለደት እትጥቀመሉ ኣሰራርሓ እዩ፡፡ ድርማሞ መግለፂ ባህሊ ኣሰራርሓ ፀጉሪ እዩ፡፡

ፖለቲካ ማለት ሓደ መራሒ ወይ ሰብ ንትካላት ወይ ንሕብረተሰብ ንምእማን ዝገብሮ ፅዕንቶ እዪ ። ፖለቲካ ንዉልቀ ረብሓን ሃገርን ዝግበር ምንቅስቃስ እዪ ።

መምህርነት ኣብ መንግስታዊን ዘይመንግስታውን ትካላት ዘምህር በዓል ሞያ እዪ ። መምህር ንተምሃሮኡ ብምምሃርን ሓላፍነት ናይቲ ትካል ብምዉፃእን ዝመሓደር ሞያ ስራሕ እዪ ።

ኣርክቴክቸር ማለት ንድፍን ቅርፅን ናይ ሓደ ህንፃ ዘውፅን ዝቕይስን እዩ። ህንፃ ስራሕ ማለት ከዓ ሓደ ህንፃ ካብ መጀመርያ ንድፊ ጀሚርካ ክሳዕ ዝውዳእ ዘሎ ከይዲ እዩ።

ቤተ-ሰብ ማለት ብስጋ ዘመድ ዝራከቡ ህዝብታት እዮም። ማሕበረሰብ ድማ ኣብ ሓደ ዓዲ ዝነብሩ ብስጋና ብእታእስሙ ክራከቡ ወይ ከዓ ዘይክራከቡ ዝክእሉ እኹባት ሰባት እዮም።

መፋለጢ ማለት ሓደ በዓል ዋና ንውፅኢት ምህርቱን ዝደልዮ ነገርን ኣብ ዝተፋላለዩ መራከብታት ሓፋሽ ዘቅርቦ ጉዳይ እዩ፡፡ ንኣብነት ኣብ ፌስቡክ፣ ቴለቪዥን፣ ሬድዮ፡፡

መፃሕፍትን ጋዜጣን ማለት ዝተፈላለዩ ሓበሬታን መልእክትን ዝሓዙ ፅሑፋት ኮይኖም ንሕብረተሰብ ፍልፍል ሓበሬታ ዝኮኑ እዮም ።

እዚ ንርኦ ዘለና ምስሊ ናይ ውልቀ ቤት ትምህርቲ ኮይኑ ኣፀደ ህፃናት ይበሃል። እዚ ኣፀደ ህፃናት ከዓ ህፃውንቲ ብኣብዛሓ ዝመሃሩሉን ፍልጠት ዝዕብይሉን ትካል እዩ።

መፋለጢ ማለት ሓደ በዓል ዋና ብውፅኢቱን ዝደለዮ ነገርን ኣብ ዝተፈላለዩ መራከብቲ ሓፋሽ ዝገብሮ ጉዳይ እዩ። ንኣብነት፦ ብቴሌቭዥን ፣ብሬድዮ፣ ወዘተ።

ጥሕሎ ባህላዊ ኣሰራርሓ ምግቢ ናይ ሓደ ሕብረተሰብ እዩ። ጥሕሎ ካብ ስገም ካሎኦትን ዝስራሕ ንምግብነትዝጥቀምሉ ባህላዊ ምግቢ እዩ። እዚ ኣብ ክልል ትግራይ ኣብ ከባቢ ዓጋመ ይዝውተር።

ተመስገን በየነ ዝብሃል ናይ ኢቢሲ ዜና ኣቅራቢ ብዙሕ ካብቶም ተፈላጢ ሓደ ኮይኑ መብዛሕቲኡ ኣብ ኢትዮጰያ ኣብዩ እጃም ዘበርከተ ዜና መቅረባይ እዩ።

ሓወልቲ ኣክሱም ጥንታዊ መስሕብ ቱሪዝም እዩ፡፡ እዞም ሓወልቲ እዚኦም ካብ ከውሒ ተፀሪቦም ጠጠው ዝበሉ ብቅሞቶም ዝተፈላለዩ እዮም፡፡ ሓወልቲ ኣክሱም መግለፂ ስልጣነ ኣክሱማውያን እዮም፡፡

እዚ እንሪኦ ዘለና ቦታ መዝናነዪ ቦታ ይብሃል። እዚ ቦታ እዚ ንብልዕን መስተን ዘገልግል ቦታ እዩ። ንምሳሌ ኣብዚ እንሪኦ ዘለና ምስሊ ይበልዑ ይሰትዩ ኣለዉ።

እዚ ንሪኦ ዘላና ምስሊ እንጀራ ብሽሮ እንጀራ ይበሃልብሽሮ ይበሃል ማለት እዩ። ካብኡ ከዓ ኣብኡ ዘሎ ተኽሊ ዓይነት ጒዕ ይበሃል ጒዕ ብእንጀራ ጌርኻ ብጣዕሚ እዩ ሙቁር።

እዚ ኣብ ምስሊ ንርኦ ዘለና ሓደ ውፅኢት ስራሓቲ ህንፃ እዩ እዚ ስራሓቲ ህንፃ እዚ ከዓ ናይ ኣቦና ቅድስ ያሬድ ምስሊ ይውክል ኣቦና ቅድስ ያሬድ ብስራዓተ ቅዳሴን ዜማን ፉልጥ እዮም።

ዕሹጋት ምግቢ ከም ፓስታ፣ መኮረኒ፣ ሩዝ ወዘተ ኣብ ሱፐርማርኬት ዝርከቡ ምግቢታት እዮም፡፡ እዞም ምግቢታት እዚኦም ቡዙሕ ወፃኢ ጉልበት ከይገበርና እንጥቀመሎም ምግቢታት እዮም፡፡

እዚ ንሪኦ ዘለና ምስሊ ዉሽጢ ቤተክርስትያን ምኮኑ እዩ ዘሪአና ከምኡዉን ከም ከበሮታት ኣብኡ ዘገልግሉ ኣቦታት ከምዘለዉ እዩ ዝሕብረልና፡፡